ፀጉሪ ኣብ ሂወታውያን ሰውነት መሸፈኒ ኮይኑ መልክዕን ፅባቀን ይገልፅ።

ስፖርማርኬት ኣቁሑ ማለት ኣብ ስፖርማርኬት ዝርከቡ ኣቁሕታት እዮም። ስፖርማርኬት ኣቁሑ ማለትዝተፈላለዩ ዓይነት ጥቀሚ ኣለዎ። ስፖርማርኬት ድማ ኣቁሑ ካብ ዝተፈላለዩ ነገራት ይስርሑ። ብተወሳኪ ስፖርማርኬት ኣቁሑ ዝተፈላለዩ ጥቅምታት ኣለውዎ። ስለዚ ንዕለታዊ ናብራ ወዲሰብ እውን ዝላዓለ ጥቅሚ ኣለዎ። ስለዚ ካብቶም ስፖርማርኬት ኣቁሕታት ዝበሃሉ ትፈልጥዎም ኣለውኩም ዶ?

ተፈለጥቲ ሰባት፦ ተፈለጥቲ ሰባት ማለት ሓደ ሰብ ካብ ብዝተፈለለዩ ነገራት ክፍለጥ ከሎ ማለት እዩ። ለምሳሌ ብኲናት ክኸውን ይኽእል እዩ ፣ብትምህርቲ ክኸውን ይኽእል ፣ብዝተፈላለዩ ሞያታት ስራሓቲ ክኾን ይኽእሉ እዮም። ስለዚ ተፈለጥቲ ሰባት ማለት ካብ ዝተፈላለዩ ሰባት ብጉሉህ ደረጃ ክርኣዩ ከለው ማለት እዩ። ስለዚ ካፍቶም ተፈለጥቲ ሰባት ዝባሃሉ ክትፈልጥዎም ትኽእሉ ኣለኩም ዶ?

ናይ ገዛን ቢሮን ኣቑሑት ፦ ናይ ገዛን ቢሮን ኣቑሑት ኣብ ገዛ ውሽጥን ኣብ ቢሮን ንጥቀመሎም ዓይነታት ኣቕሑ እዮም። ናይ ገዛን ቢሮን ኣቑሑት ዝተፈላለዩ ጥቅሚ ኣለዎ። ካብ ዝተፈላለዩ ነገራት ይስርሑ። ናይ ቢሮ ኣቑሑት ንምሳሌ ካብ ዕንጨይቲ ፣ካብ ሓፂን መፂን፣ ካብ ዝተፈላለዩ ነገራት ክስርሑ ይኽእሉ። ስለዚ ናይ ቢሮ ኣቑሑት ዕለታዊ ናብራና ብጣዕሚ ጠቐምቲ እዮም። ስለዚ ካብኣቶም ትፈልጥዎም ኣለኩም ዶ?

ጥበብን ባህሊን ጥበብን ባህሊን ማለት ንሓንቲ ሃገር ብጣዕሚ ጠቃሚ እዩ፡፡ ጥበብ ማለት ንዕለታዊ ስራሕቲ ብጣዕሚ ጠቃሚ እዩ፡፡ ጥበብን ባህሊን ማለት ሓደ ከባቢ ንሓደ ከባቢ ሓንቲ ሃገር ንሓንቲ ሃገር መፍለጢ ማለት እዩ፡፡ ስለዚ ጥበብን ባህሊን ንሓንቲ ዕቤት ሃገር ብጣዕሚ ጠቃሚ ስለዚ ጥበብን ባህሊን ዝበሃል አዝዩ ጠቃሚ እዩ፡፡ ንስኩም ኸ ብዛዕባ ጥበብን ባህሊን ትፈልጥዎ አለኩም ዶ?

ኤሌክትሮንክስ ምቅስቃስስ ማለት ኣቁሑታት እዩም ኤሌክትሮኒክስ ማለት ድሕሪ ብዙሕዓመታት ክትጥቀመሎም እትክል ብጣዕሚ ጠቀምቲ ማለት ሃገር ኤሌክትሮኒስ ዝስርሑ ኣቁሑታት እዩም። ስለዚ ኤሌክትሮኒክስ እዩም።

ጥበብን ባህል ማለት ሓደ ከባቢ ካብ ሓንቲ ሃገር ናብ ሓንቲ ጋር ይፈላለ እንትሃልኩም ኮመንት.

ትራንስፖርትን ተሽከርከርቲ ንዕለታዊ ናብራ ወዲ ሰብ ብጣዕሚ ጠቐምቲ እዮም፡፡ ትራንስፖርትን ተሽከርከርትን ንዕብየት ሓንቲ ሃገር ውን ብጣዕሚ ጠቐምቲ እዮም፡፡ ትራንስፖርትን ተሽከርከርትን ደቀቅትን ዓበይትን ኢልና ክንፈልዮም ንኽእል ኢና፡፡ ስለዚ ትራንስፖርትን ተሽከርከርትን ንዕለታዊ ናብራ ወዲ ሰብ ዝላዓለ ጥቕሚ ኣለዎ፡፡ ስለዚ ትራንስፖርትን ተሽከርከርትን ካብ ዝተፈላለዩ ነገራት ውን ክስርሑ ይኽእሉ እዮም፡፡ ስለዚ ንስኹም ከ ብዛዕባ ትራንስፖርትን ተሽከርከርትን ትፈልጥዎ ኣሎ ዶ?

ኣትክልትን ኣሕምልትን ኣትክልትን ኣሕምልትን ንወዲሰብ ብጣዕሚ ጠቀምቲ እዮም ኣትክልትን ኣሕምልትን ዕልታዊ ናብራ ወዲሰብ ይሕግዙና ኣትክልትን ኣሕምልትን ንመድሓኒትን ንጉልበት ወሃብትን ይጠቅሙና ኣትክልትን ኣሕምልትን ናብ ዝተፈላለዩ ነገራት ይጥቅሙና ኣትክልትን ኣሕምልትን ንህንጸት ሰዉነት ይጠቅሙ ኣትክልትን ኣሕምልትን ንዝተፈላለዩ ነገራት ክጠቅሙና ይክእሉ ስለዚ ካብቶም ጠቀምቲ ኣትክልትን ኣሕምልትን ትፈልጥዎ ኣለኩም ዶ ?

ሕርሻን ግብርናን ማለት ባህላውን ዘመናውን ዘጣመረ እንትኸውን ካብ ቀደም ዝጀመረ እንትኸውን ንሓንቲ ዓዲ ዓንዲ ሑቐ እዩ።

ሱፐርማርኬት ኣቕሑ ሱፐርማርኬት ኣቕሑ ማለት ኣብ ሱፐርማርኬት ኣቕሑ ዝተፈላለዩ ኣቕሑ ዝተፈላለዩ ጥቅምታት ኣለዎም፡፡ ንዝተፈላለዩ ጥቅምታት ይውዕል፡፡ ስለዚ ሱፐርማርኬት ኣቕሑ ማለት ንግለሰብ ንዕለታዊ ናብርኡ ብጣዕሚ ጠቃሚ እዩ፡፡ ንሓንቲ ሃገር እውን ጠቃሚ እዩ፡፡ ብዛዕባ ሱፐርማርኬት ኣቕሑ ትፈልጥዎም እኔውኹምዶ?

ኣትክልትን አሕምልትን ዝተፈላለዮ ዓይነታት ጥቅሚ ኣለዎም ። አትክልትን አሕምልትን ብተወሳኪ ንጥዕናና እውን ኣዝዮም ጠቀምቲ እዮም ። ኣትክልትን አሕምልትን ንመደሓንታትን ንምግብነትን እንጥቀመሎም ኣትክልትን አሕምልትን ዝተፈላለዪ እዬም። ኣትክልትን አሕምልትን ብዓይነቶምን ብትሕዝተኦምን ዝተፈላለዬ እዮም ። ሰለእዚ ኣትክልትን አሕምልትን አብሓንቲ ሃገር ብጣዕሚ ጠቀምቲ እዬም ። ሰለዚ ንስኩምከ ብዛዕባ ኣትክልቲ አሕምልትን ትፈልጥወም ነገር ኣለኹም ደ?

መሰርታዊ ግልጋሎት፦ መሰርታዊ ግልጋሎት ማለት ብጣዕሚ ጠቐምቲ እዮም። መሰርታዊ ግልጋሎት ማለት ንሓደ ከባቢ ንሓደ ክልል ንሓንቲ ሃገር ብጣዕሚ ጠቐምቲ እዮም። መሰርታዊ ግልጋሎት ማለት ዕለታዊ ናብራ ወዲ ሰብ ብጣዕሚ ጠቐምቲ እዮም። መሰርታዊ ግልጋሎት ብሓፈሻ ንሕብረተሰብና ብጣዕሚ ጠቐምቲ እዮም። ስለዚ ካብ ጥቅምታት መሰርታዊ ግልጋሎት ብጣዕሚ ቡዙሓት እዮም። ንስኩም ከ ብዛዕባ መሰርታዊ ግልጋሎት ትፈልጡ ትክእሉ ?

ተፈጥሮ፡- ተፈጥሮ ማለት ሓደ ከባቢ ንሓንቲ ሃገር ደገ እዩ፡፡ ተፈጥሮ ማለት ሓንቲ ሃገር ንሓንቲ ሃገር ዘፃልአ እዩ፡፡ ተፈጥሮ ማለት ንወዲሰብ ብጣዕሚ ጠቃሚ እዩ፡፡ ተፈጥሮ ማለት መድሓኒትና ንዝተፈላለየ ነገራት ይጠቅመና እዩ፡፡ ስለዚ ተፈጥሮ ሓንቲ ሃገር ንሓንቲ ሃገር ሓደ ከባቢ ንሓደ ከባቢ ይፈላለ እዩ፡፡ ስለዚ ካብቶም ዓይነታት ተፈጥሮ ዝበሃሉ ትፈልጥዎም አለኩም ዶ?

ሕብረተሰብ ስድራ፡- ሕብረተሰብ ማለት አብ ሓደ ከባቢ ወይ አብ ሓደ ቁሸት ዝኒሀ ጠቅላላ በዝሒ ህዝቢ ማለት እዩ፡፡ ስድራ ማለት ድማ ካብ ሓደ ወላዲ ወይ ካብ ሓንቲ ወላዲት ፤ ካብ ሓደ ዓሌት ዝፍጠር እዩ፡፡ ስለዚ ሕብረተሰብ ስድራ አብ ሓደ ከባቢ ወይ አብ ሓንቲ ሃገር ዝለዓለ ግድ አለዎ፡፡ ስለዚ ንስኩም ኸ ብዛዕባ ሕብረተሰብ ስድራ ትርጉም ትፈልጥዎ ትክእሉ?

ንወድሰብ ብጣዕሚ ተቃሚ እዩ ጫማ ካብ ሓደ ቦታ ናብ ሓደ ቦታ ንምንቀስቃስ ይጠቅመና። ጫማ ሓደ ሰብ ኣብ እግሩ ዝተፈላለዩ ነገራት ወይ ዝተፈላለዩ ግብኣታት ንከይበፅሖ ይጠቅመና። ጫማ ከብ ዝተፈላለዩ ነገራት እዩ ዝተሰርሐ ዝተፈላለዩ ዓይነታት ቅርፅታት ኣለዎ ጫማ ዝተፈላለዩ እዮም ስለዚ ጫማ ንወዲ ሰብ ኣዝዩ ብጣዕሚ ጠቃሚ እዩ። ስለዚ ካብቶም ዓይነታት ጫማ ትፈልጥዎም ኣሎኩም ዶ?

ጉዕዞን ቱሪዝምን ስደትን ማለት ሓደ ሰብ ብዝተፈላለዩ ምክንያታት ካብ ሓደ ቦታ ናብ ሓደ ቦታ ካብ ሓንቲ ሃገር ናብ ሓንቲ ሃገር ብዝገብሮ ምንቅስቃስ እዩ። ጉዕዞን ቱሪዝም ማለት ንወድሰባት ኣብ ሂወቱ ጠቀምትን ጎዳእትን እዮም ።ስለዚ ጉዕዞን ቱሪዝምን ስደትን ሓደ ሰብ ብዝተፈላለዩ ነገራት ዝገብሮ ምንቅስቃሳት እዮም። ስለዚ ንስኹም ከ ጉዕዞን ቱሪዝምን ስደትን ንከብቅዕ ትሓስቡ ዶ?

ኣርማ ማለት ፉሉይ መለለይ ማለት እንትኸውን እዚ ኸዓ ካብ ቦታ ናብ ዝተፈለየ እዩ።

እዚ ኣትክልትን ኣሕምልትን ዕለታዊ ናብራ ወዲ ሰባት ጠቀምቲ ኣትክልትን ኣሕምልትን ተወሳኪ ንመድሓኒታትን ምግብታትን ንጥቀመሎም ኢና ኣትክልትን ኣሕምልትን ኣብ ሓንቲ ሃገር ዝልዓለ ጥቅሚ ኣለዎ ኣትክልትን ኣሕምልትን ዕለታዊ ናብራ ወዲ ሰብ ጠቀምቲ እዮም። ኣትክልትን ኣሕምልትን ብትሕዘትኦም ብዓይነቶም ዝተፈላለዩ እዮም ስለዚ ኣትክልትን ኣሕምልትን ንሓንቲ ሃገር ጠቀምቲ እዮም። ንሱም ከ ብዛዕባ ኣትክልትን ኣሕምልትን ትፈልጥዎ ኣለኩም ዶ?

ዜና ዓወት ፦ ዜና ዓወት ማለት ንወዲ ሰብ ካብቶም ጥዑማት ዜና ሓደ እዩ። ዜና ዓወት ብዝተፈላለዩ ነገራት ክንገልፃ ንኽእል ኢና። ዜና ዓወት ብወፃእን ብውሽጢ ዓድን ክንገልፃ ንኽእል ኢና። ዜና ዓወት ሓደሽቲ ነገራት ንምፍላጥ ዝሕግዞ እዩ። ዜና ዓወት ብጣዓሚ ጠቓሚ እዩ። ስለዚ ካብቶም ዜና ዓወት ዝባሃሉ ትፈልጥዎም ኣለኩም ዶ?

መጋየፅን መመላክዕን-መጋየፅን መመላክዕን ካብቶም ብህፁፅ ንወድሰብ ዝጠቕሙ ዓይነታት መሳርሒ ሓደ እዩ፡፡ መጋየፅን መመላክዕን ማለት ሓደ ሰብ ኣብ ልዕሊ ተፈጥሯዊ መልክዑ ዝጥቀመሉ ዓይነት መሳርሒ እዩ፡፡ መጋየፅን መመላክዕን ማለት ሓደ ሰብ ኣብ ርእሱ ተጠቒሙ ኮፍ ኢሉ ንክሪኦ ዝጠቅም መሳርሒ እዩ፡፡ ስለዚ ንስኹም ከ ስለ መጋየፅን መመላክዕን ጥቕሙን ጉድኣቱን ክትፈልጥዎ ትኽእሉ ዶ?

ስራሕ ን ወዲ ሰብ ብጣዕሚ ጠቃሚ እዩ። ሓደ ሰብ ናብርኡ ንምሽናፍ ታሕትን ላዕልን ኢሉ ፀዓርዓር ኢሉ ክሰርሕ ኣለዎ ስራሕ ኣዝዩ ጠቃሚ እዩ። ስራሕ የክበር የኩርዕ ስራሕ ብዝተፈላለዩ መንገድታት ክንገልፆን ስራሕ ከቢድን ቀሊልን። ኣብዞም ዓይነታት ከቢድን ቀሊልን ትፈልጥወም ኣለኩም ዶ?

ስፖርት ኣብ ዕለታዊ ናብራ ብጣዕሚ ጠቃሚዝኮኑ ንወዲሰብ ጠቃሚ ዝኮኑ ስፖርት ክሰርሕ ይክእል እዩ ።ስፖርት ብዝተፈላለዩመንገዲ ብ2ተ መንገዲ መቂልና ክንሪኦም ንክእል ኢና ።ንሳቶም እውን ባህላውን ዘመናውን ስርዓት ብዝተመለኦ ባህላዊ መልክዕ ስርዓት ብዘይብሉ መንገዲ ዝተሰረሐ እዩ። ስለዚ ንስኩም ብዛዕባ ስፖርት ትፈልጥዎ አለኩም ዶ?

ጫማ ማለት ኣብ እግሪ ዝግበር ኮይኑ ካብ ቦታ ናብ ቦታ ምንቅስቃስ ይጠቅም።

መጋየፂ ማለት ሓደ ካብቶም ወዲሰብ ዝጥቀመሎም ዓይነታት መሳርሒ መጋየፂ ሓደ ወድሰብ ኣብልዕሊ ተፈጥራዊ መልክዑ ዝጥቀመሉ ዓይነት መሳርሒ እዩ። መጋየፂ ማለት ሓደ ወድሰብ ካብ ተፈጥራዊ መልክዑ ተወሳኪ ዝጥቀመሎም ዓይነት መሳርሒ መጋየፂ ሓደ ሰብ ኣብ ልዕሊ ተፈጥራዊ መልክዑ ኣዝዩ ኣጉሊሁ ንክረ ዝጥቀም ዓይነት መሳርሒ እዩ። ስለዚ ካብቶም ኣዚዬም ኣለው ዝብሃሉ ትፈልጡ ዶ?

ናይ ገዛን ናይ በረኻን እንስሰሳት ማለት ናይ ገዛ እንስሳት ማለት ምስ ሰብ ተፋቀሩን ዝተላመዱን ሶስት ስገኦም እንስሳት እዮም። ናይ ገዛ እንስሳት ምስ ዕለታዊ ነብራኡ ዝረኣዩ እንስሳት እዮም። ምስ ወዲ ሰብ ክዛመደዱ ክላለዩ ክፋቀሩ ዝክክእሉ እንስሳት እዮም። ስለዚ ናይ ገዛን ናይ በረካን እነስሳተ ዝባሃሉ ትፈልጥዎም ዶ?

እቲ ሓደ ካብቶ ተፈጥራዊ ፀጋ ሓደ እዩ፡፡ እፅዋት ማይ ንመምፅኢ ብጣዕሚ ጠቓሚ እዩ፡፡ እፅዋት ንምግቢ፣ ንመድሓኒት እና ብተወሳኺ ከዓ ጥቕሚ እውን ኣለዎም፡፡ እፅዋት ብዓይነቶም ኣብ በዝሖም ዘለዉ ዝተፈላለዩ፡፡ ስለዚ ኣብ ዓለምና ዝተፈላለዩ እፅዋት ኣለዉ፡፡ ዝተፈላለየ ጥቕሚ እውን ኣለዎም፡፡ ስለዚ ካብቶም ዓይነታት እፅዋት ትፈልዎም ኣለኩም ዶ?

ስራሕ ማለት ሓደ ሰብ ዕለታዊ ናብራ ንምሽናፍ ላዕልን ታሕትን ኢሉ ፅዓርዓር ኢሉ ንርኡ ንምሽናፍ ኢሉ ክሰርሕ ኣለዎ ፤ስለዚ ስራሕ ማለት ስራሕ የክብር የኩርዕ ማለት እዩ ፤ስለዚ ስራሕ ማለት ዓበይትን ንእሽተይን ኢልና ንከፍሎ ንክእል ኢና፤ ስራሕ ማለት ብጣዕሚ ጠቃሚ እዩ። ንስኩም ከ ብዛዕባ ስራሕ ጥቅሙ ትፈልጥዎ ዶ?

ቤት ምግቢን መስተን፦ ቤት ምግቢን መስተን ማለት ቤት ምግቢ ማለት ዝተፈላለዩ ምግቢታት ዝርከበሉ ቦታ እዩ። ሓደ ሰብ ዝደልዮ ዓይነት ምግቢን አዚዙ ክረክብ ዝክእለሉ ቦታ እዩ። ቤት መስተ ድማ ሓደ ሰብ ዝደለዮ ዓይነት መስተ አዚዙ ክረክበሉ ዝክእል ቦታ እዮ። ስለዚ ቤት ምግቢን መስተን ኩሉ ዓይነት ምግቢን መስተን ዝርከበሉ ቦታ እዩ። ስለዚ ቤ ምግቢን መስተን ጠቀምትን ጎዳእትን እዮም። ስለዚ ንስኩም ከ ከምዚ ዓይነት ቤት ምግቢን መስተን ትፈልጥዎ ነገር አለኩም ዶ ?

ናይ ገዛ ኣቁሑት ኣብ ውሽጢ ገዛ ዝቅመጡ እዩም። ካብ ዕንጨይትን ሓፂን መፂን ክስራሕ ይክእል እዩ ንስካትኩም ናይ ገዛ ኣቁሑት ንወዲሰብ ብጣዕሚ ጥቅሚ ኣለዎ ናይ ገዛ ኣቁሑት ትፈልጥዎ ነገር ኣለኩም ዶ?

ባንዴራ ማለት ካብ ሓንቲ ክልል ናብ ሓንቲ ክልል ካብ ሓንቲ ሃገር ናብ ሓንቲ ሃገር መፍለይ እዩ፡፡ ባንዴራ ካብ ዝተፈላለየ ሕብሪ ይስራሕ ሕድሕድ ሕብሪ ድማ ትርጉም ኣለዎ ስለዚ ባንዴራ ማለት ካብ ሓንቲ ክልል ናብ ሓንቲ ክልል መግለፂ እዩ፡፡ ሕድሕድ ሕብሪ ድማ ዝተፈላለየ ትርጉም ኣለዎ፡፡ ስለዚ ካብ ጥቕምታት ባንዴራ ትፈልጥዎም ኣለውኹም ዶ?

መጋየፂ ካብቶም ብጣዕሚ ሓደ ሰብ ኣብ ልዕሊ ተፈጥራዊ መልክዑ ዝጥቀመሎም መልክዕ ካብ ንወዲ ሰብ ብጣዕሚ ጠቐምቲ ዝባሃሉ መጋየፂ ማለት ዝተፈላለዩ ዓይነታት ጥቅምታት ኣለዎ፡፡ ስለዚ ካብ ዝተፈላለዩ ጥቅምታት ትፈልጥዎም ኣለው ዶ ?

ጥበብን ባህልን ጥበብን ባህልን ማለት ካብ ሓደ ክልል ናብ ሓደ ክልል ካብ ሓንቲ ሃገር ናብ ሓንቲ ሓንቲ ሃገር ይፈላለ እዩ፡፡ ጥበብን ባህልን ማለት ዝተፈላለዩ ጥቕምታት ኣለውዎ ንኣብነት ንመስሕብ ቱሪዝምን ንዝተፈላለዩ ነገራትን ይጠቕሙ፡፡ ጥበብን ባህልን ንዕብየት ሓንቲ ሃገር ንዝተፈላለዩ ነገራት ይጠቕሙና፡፡ ስለዚ ንስኹም ከ ብዛዕባ ጥበብን ባህልን ትፈልጥዎ ኣለኩም ዶ?

ጫማ ማለት ንወዲ ሰብ ብጣዕሚ ጠቃሚ እዩ፡፡ ጫማ ማለት ሓደ ሰብ ካብ ቦታ ናብ ቦታ ካብን እስካብ ሓደ ቦታ ንምንቅስቃስ ይሕግዘና፡፡ ጫማ ማለት ሓደ ሰብ እግሩ ናይ ዓይነስውር ተኮይኑ ዓይነስውር ጫማ ብዙ ነገር እዩ ዝጠቅመና፡፡ ብዘይ ጫማ ክሰርሕ አይክእልን፡፡ ጫማ ብዙሕ ጥቅሚታት አለዎ፡፡ ስለዚ ካብቶም ዓይነታት ጥቅማጥቅሚ ጫማ ክትፈልጥዋ አለኩም፡፡

ናይ ገዛ ኣቁሑ ናይ ገዛ ኣቁሑ ማለት ሓደ ሰብ ኣብ ውሽጢ ገዛ ዝጥቀመሉ ዓይነታት ኣቁሑ እዮም ። ናይ ገዛ ኣቁሑ ካብ ዝባህሉ ነገራት ክስርሑ ይክእሉ እዮም። ንኣብነት ካብ ዕንጨይቲና ዝተፈላለዩ ሓፂነ መፂን ክስርሑ ይክእሉ እዮም። ናይ ገዛ ኣቁሑ ንዝተፈላለዩ ስራሕትታት ንምስራሕ ይጠቅሙና። ስለዚ ካብቶም ናይ ገዛ ኣቁሑ ዝባህሉ ትፈልጥዎም ኣለኩም ዶ?

ሃይማኖት ማለት ሓደ ንወዲ ሰብ ካብቶም ዘድልኡ ነገራት ሓደ እዩ። ኣብ ዓለምና ብዙሓት ዓይነታት ሃይማኖታት ኣለው፡፡ ሓደ ሃይማኖት ካብ ሓደ ሃይማኖት ይፈላለዩ እዮም። ብኣከባብራ፣ ብኣበላልዓ፣ ብኣሰታትያን ብኣፀላልያ ብዝተፈላለዩ ይፈላለዩ እዮም። ስለዚ ሃይማኖት ማለት ንሓደ ሰብ ዘድልዮ ነገር እዩ። ስለዚ ካብቶም ጥቅምታት ሃይማኖት ዝበሃሉ ትፈልጥዎ ዶ?

ኣርቲቴክቸር ህንፃ ስራሕ ማለት ኣርቲቴክቸር ህንፃ ስራሕ ዝተፈላለዩ ሰባት ምስ ዝተፈላለዩ ሰብ ሞያታት ይስራሕ ኣርቲቴክቸር ህንፃ ስራሕ ንሓንቲ ሃገር ዝለዓለ እጃም ዕብየትን ንክተምፅእ ዝስርሑ ነገራት እዮም ኣርቲቴክቸር ህንፃ ስራሕ ዝተፈላለዩ ዝተቆፀሩ ሰባት ዝሰርሑን መንገዲ እዩ ኣርቲቴክቸር ህንፃ ስራሕን ካብ ዝበሃሉ ነገራት ትፈልጥዎም ትክእሉ ዶ?

ጉዕዞን ቱሪዝምን ስደትን ጉዕዞን ቱሪዝምን ስደትን ማለት ሓደ ወዲ ሰብ ብዝተፈላለዩ ነገራት ብዝተፈላለዩ ምኽንያት ካብ ሓደ ቦታ ወይ ከባቢ ናብ ካሊእ ከባቢ ካብ ሓንቲ ሃገር ናብ ሓንቲ ሃገር ዝገብርዎ ናይ ጉዕዞ ምንቅስቃስ እዩ፡፡ ስለዚ ጉዕዞን ቱሪዝምን ንወዲሰብ ኣብ ሂወቱ ጠቃምን ጎዳእን እዩ፡፡ ስለዚ ካብቶም ጉዕዞን ቱሪዝምን ሰደትን ንወዲሰብ ጠቃሚን ጎዳእን ትፈልጥዎም ኣለውዶ?

ጥበብን ባህልን ማለት ንሓንቲ ሃገርን ንሓደ ከባብን መፍለጢ እዩ። ጥበብን ባህልን ክንብል ተለና ንሓደ ሃገር ወይ ሓንቲ ከባቢ ካብ ሓደ ከባቢ ወይ ካብ ሓንቲ ሃገር መፍለጢ እዩ። ጥበብን ባህልን ብኣከዳድና፣ ብኣበላልዓ፣ ብዝተፈላለዩ ብኣሰታትያ መስተታት ባህልን ነገራት ብዝተፈላለዩ ነገራት ክፍለጥ ይኽእል እዩ ። ስለዚ ካብቶም ጥበብን ባህልን ዝባሃሉ ክትፈልጥዎም ትኽእሉ ዶ?

ናይ ገዛን ናይ ቢሮ ኣቑሑ ናይ ገዛን ናይ ቢሮ ኣቑሑ ኣብ ገዛን ኣብ ቢሮን ንጥቀመሎም ዓይነታ ኣቕሑ እዮም፡፡ ናይ ገዛን ናይ ቢሮ ኣቑሑ ዝተፈላለዩ ጥቕምታት ኣለዎም፡፡ ናይ ገዛን ናይ ቢሮ ኣቑሑ ካብ ዝተፈላለዩ ነገራት ክስርሑ ይኽእሉ እዮም፡፡ ካብ ዕንጨይቲ ፣ ካብ ሓፂን መፂን ካብ ዝተፈላለዩ ነገራት ክስራሕ ይኽእሉ፡፡ ስለዚ ናይ ገዛን ናይ ቢሮ ኣቕሑ ዝተፈላለዩ ጥቕሚ ኣለዎም፡፡ ስለዚ ካብ ጥቕምታት ናይ ገዛን ናይ ቢሮ ኣቐሑ ጥቅምታት ትፈልጥዎም ኣለኩምዶ?

ገዛን መንበርን ካብ ዝተፈላለዩ ይከላኸል ካብ ማይ፣ ኣራዊት ገዛ ካብ ሓፂን ፣እምንን እፅዋትን ይስራሕ።

ሙዚቃ ሙዚቃ ካብቶም ጠቀምቲ ዝባሀሉ ነገራት ሓደ ሙዚቃ ናብሩኡ ሰብ ንምሕዳስ ሙዚቃ ንዝተፈላለዩ ነገራት ክንገልፆ ንክእል ኢና ሓደ ሙዚቃ ብክልተ ነገር ክንሪኦ ንክእል ኢና ሙዚቃ ብባህላዊ እነ በዘበናዊ መልክዕ እንትንብል ከለና ብክልተ መልክዕ የስተዓጅብ ኦኬ ብዘበናዊ መልክዕ ክንብል ከለና ዝተፈላለዩ መሳርሒታት ዝተቀየሩ እንትኮን እዞም ባህላዊ መሳርሒታት ይበሃሉ ፡፡ስለ ዚባሀላዊ እና ዘመናዊ መሳርሒታት ዝበሃሉ ትፈልጥዎም ዶ?

ትራንፖርትን ተሽከርከርትን ማለት ካብን ናብትን ዝግበር ናይ ተሽከርከርቲ ምንቅስቃስ እዩ። መኪና እትገብሮ ምንቅስቃስ ነዳዲ ምስ ፅርግያ ዘሎ ምትእስሳር እዩ።

ቤት ምግቢን መስተን ቤት ምግቢ ማለት ሓደ ሰብ ዝተፈላለዩ ዓይነታት ምግቢ ዘግንየሉ እዩ፡፡ ቤት መስተ ዝተፈላለዩ ዓይነታት መስተ ዘግንየሉ እዩ፡፡ ስለዚ ቤት ምግቢ ማለት ዝተፈላለየ ዓይነታት ምግቢ ዝቀርብሉን ሓደ ሰብ ዝተፈላለየ ዓይነታት ምግቢ ዝደለዩን ዝእዝዘሉ ቤት መስተ ድማ ብተመሳሳሊ ከም ቤት ምግቢ ዝተፈላለዩ ዓይነታት መስተ ዘግንየሉ እዩ፡፡ ስለዚ ጥቅምታት ምግብን መስተን ንስኩም ኸ ትፈልጥዎ ዶ?

ዜና ዓወት ዜና ዓወት እንታይ ማለት ክፍፅሙ ካብ ዝብል ዜና ዓወት ማለት ሓደ ግዜ ሰብ ካብ ቀደም ጀሚሩ እስካብ ሕዚ ካብ ዘለው ሓደ ውሳነ ወይ ሓደ ነገር ምፍላጥ ዜና ዓወት ኣብ ዓለምና ካብ ዘለው ሓደሽቲ ነገራት ዝሕግዘና እዩ ስለዚ ካብኣቶ ክትፈልጥዎም ትኽእሉ ዶ?

ተፈጥሮን ከባብን ተፈጥሮ ማለት ሓደ ከባቢ ሓንቲ ሃገር ዝርከብ እዩ:: ንዝተፈላለዩ መድሓኒታት ይጠቕሙና እዮም፡፡ ስለዚ ተፈጥሮ ካብ ሓደ ከባቢ ናብ ሓደ ከባቢ ካብ ሓንቲ ሃገር ናብ ሓንቲ ሃገር ይፈላለ እዩ፡፡ ስለዚ ተፈጥሮ ኣብ ሓንቲ ሃገር ዓብይ ግደ ኣለዎ፡፡ ስለዚ ተፈጥሮን ከባብን ካብ ዝባሃሉ ትፈልጥዎም ኣለኩም ዶ?

ዕዳጋ ንግዲ ማለት ሓደ ሸያጥን ዓዳግን ዝራከቡሉ ንግዲ ምትዕድዳግ ማለት ዕለታዊ ናብራ ወዲሰብ ዝተፈላለዩ ጠቅምታት ማናጅማት ሓደ ሸያጥን ዓዳግን ንካሊእ ዓዳይ ዝህበሉ መንገዲ እዩ። ስለዚ ምዕዳግን ምትዕድዳግን ዕለታዊ ናብራ ክትሓስቡ ትክእሉ ኢኩም።

ፖለቲካ ማለት ብምሁራትን ብሰበስልጣናትን ዝሽፈር እዩ፡፡ ፖለቲካ ማለት ኣብ ሓንቲ ሃገር ጠቓምን ጎዳእን እዩ፡፡ ስለዚ ፖለቲካ ማለት ብሰበስልጣናትን ብምሁራትን ሰባትን ዝምራሕ እዩ:: ጥቕምን ጉድኣትን ፖለቲካ ትፈልጥዎ ዶ?

መስትያት ማለት ኣካላትኩም ብዓይንኩም ናይ ምስትዋዓል መስትያት ኣብ ወድሰብ ጠቃምን ጎዳእን ስለዝኮነ

መሰረታዊ ልምዐዓት ማለት ብጣዕሚ ጠቃሚመሰረታዊ ለውጢ መሰረታዊ ለውጢ ማለት ንሓንቲ ሃገር መሰረታዊ ለውጢ ዝከውን ዘምፅኡ ስራሕቲ ምስራሕ እዩ

ጉዕዞ ትሩዙምን ስደትን፦ ጉዕዞ ትሩዙም ስደትን ማለት ንሓደ ሰብ ብዝኮነ ምክንያት ካብ ቦታ ናብ ቦታ/ካብ ሃገር ናብ ሃገር/ ወይ ከዓ ካብ ሓንቲ ባታ ሓንቲ ዝገብሮ ምንቅስቃስ እዩ። ጉዕዞ ትሩዙምን ስደትን ኣብ ውህብቶ ሰብ ጠቃምን ጎዳእን ንስኩም'ከ ብዛዕባ ትሩዙምን ስደትን ጠቃሚ እልኩም ትሓስቡ'ዶ?

ናይ ገዛን በረካን እንስሳት ናይ ገዛ እንስሳት ማለት ምስ ወዲ ሰብ ዝተፋቀሩን ዝተላመዱን እንስሳት እዮም፡፡ ብተወሳኪ እውን ንዕለታዊ ናብራ ወዲሰብ ዘመሓይሽ እዩ፡፡ ናይ በረካ እንስሳት ድማ ምስ ወዲሰብ ፍፁም ክላለዩን ክዛመዱን ክፋቀሩን ዘይክእሉ እንስሳት እዮም፡፡ ስለዚ ካቶም ናይ ገዛን ናይ በረካን እንስሳት ዝበሃሉ ትፈልጥዎም አለኩም ዶ?

መጋየፂ፥- መጋየፂ ማለት ሓደ ወዲ ሰብ ዝጥቀመሉ ዓይነት መሳርሒ እዩ፡፡ መጋየፂ ማለት ሓደ ሰብ ኣብ ልዕሊ ተፈጥራዊ መልክዑ ዝጥቀመሉ ዓይነት መሳርሒ እዩ፡፡ መጋየፂ ማለት ሓደ ወዲ ሰብ ኣብ ልዕሊ ተፈጥራዊ መልክዑ ዝጥቀመሉ ናይ ጌፅ መሳርሒ እዩ፡፡ ስለዚ ዝተፈላለዩ ዓይነታት መጋየፂ ኣለዉ እና ዝተፈላለዩ ዓይነት ጥቕሚ ኣለዎም እና ስለዚ ካብቶም ዓይነታት መጋየፅና ትፈልጥዎም ኣለኹም ዶ?

እፅዋት ማለት ሓደ ካብቶም ንወድሰብ ዝጠቅሙ ኮይኖም ከም መራብሒ እንስሳ፣ ፍልፍል መስሕብ ፣ ከምኡ እውን ንመንበሪ ንምስራሕ ይጠቅሙ። እስኪ ጥቅሚ እፅዋት ዘርዝሩ?

ትምህርቲ፦ ትምህርቲ ማለት ሓደ ካብቶም ንወዲ ሰብ ጠቐምቲ ዝባሃሉ ነገራት ሓደ እዩ፡፡ ትምህርቲ ሓደ ንሰብ ንክልውጡ ዝኽእሉ ሓደ እዩ፡፡ ትምህርቲ ማለት ንወዲ ሰብ ካብ ድንቁርና ናብ ዘመናውነት ካብ ባህላውነት ናብ ዘመናዊነት ዝቕይር ኣገባብ እዩ፡፡ ትምህርቲ ብዝተፈላለዩ ዓይነት ኣገባብ ክዋሃብ ይኽእል እዩ፡፡ ካብቶም ዝተፈላለዩ ዓይነታት ኣገባብ ኣዋህባ ት/ቲ ትፈልጥዎም ኣለኩም ዶ?

ትምህርቲ፡- ትምህርቲ ማለት ንወዲሰብ ብጣዕሚ ጠቃሚ እዩ፡፡ ትምህርቲ ማለት ንውፂኢታዊ ናብራና ብጣዕሚ ጠቃሚ እዩ፡፡ ትምህርቲ ማለት ካብ ሉክድና ናብ ዘመናዊ፣ ካብ ባህላዊ ናብ ዘመናዊ ለውጢ ዘምፅእ እዩ፡፡ ትምህርቲ ማለት ንሂወት ወዲሰብ ብጣዕሚ ጠቃሚ እዩ፡፡ ትምህርቲ ማለት ብዝኮነ ዓይነት አገባብ ክንወሃብ ንክእል ኢና፡፡ ትምህርቲ ብዘበናዊና ባህላዊ መልክዕ ፣ ብዘበናዊ መልክዕ ትምህርቲ ማለት ንአብነት ብዝተፈላለዩ ሓገዝ ዝተሓገዘ፣ ብባህላዊ መልክዕ ማለት አብ ገዛ ውሽጢ ፣ ስለዚ ካብቶም ጥሙር ትምህርቲ ትፈልጥዎም አለኩም ዶ?

ፅሕፈት መሳርሒ፦ ፅሕፈት መሳርሒ ማለት ንወድሰብ ብጣዕሚ ጠቀምቲ እዮም። ፅሕፈት መሳርሒ ሓደ ሰብ ዝተፈላለዩ ነገራት መስታወሻ ንምሓዝ ይጠቕመና፣ ፅሕፈት መሳርሒ ንወድሰብ ብጣዕሚ ጠቐምቲ እዮም፣ ፅሕፈት መሳርሒ ሓደ ሰብ ካብ ብቃሉ ብፅሑፍ ንምሓዝ ዝጠቅሙ ዓይነታት እዮም። ስለዚ ካብቶም ዓይነታት ፅሕፈት መሳርሒ ዝበሃሉ ትፈልጥዎም ኣለኩም ዶ?

ስራሕ ስራሕ ማለት ሓደ ሰብ ዕለታዊ ናበራ ንምሽናፍ ላዕልን ታሕትን ኢሉ ዝሰርሓሉ ቦታ እዩ፡፡ ስራሕ ማለት የኩርዕ፣ የክብር ስራሕ ማለት ብቀለልትን ከበድትን ኢልና ንከፍሎ ስራሕ ማለት ንዕለታዊ ናበራ ወዲሰብ ንዕቤት ሓንቲ ሃገር ብጣዕሚ ጠቃሚ ስለዚ ስራሕ ማለት ዓቢይ ጥቅሚ አለዎ:: ስለዚ ንስኩም ከ ብዛዕባ ስራሕ ትፈልጥዎ ኣለኩም ድዩ ?

ፖለቲካ ማለት እቶም ሰበስልጣናት ናብ ዝተፈላለዩ መራሕቲ ዝምራሕ እዩ። ፖለቲካ ማለት ንሓንቲ ሃገር ዕብየት እዩ። ፖለቲካ ማለት ዝተፈላለዩ ጥቅምትታት ኣለውዎ። ፖለቲካ ንሓንቲ ሃገር ን ሓንቲ ክልል ዝተፈላለዩ ጥቕምታት ኣልዉዎ ። ፖለቲካ ማለት ብሰበስልጣን ዝምራሕ እዩ። ስለዚ ካብቶም ናይ ፖለቲካ ጥቅምታት ዝባሃሉ ክትፈልጥዎም ትኽእሉ ዶ?

ትራንስፖርትን ተሽከርከርትን፦ ትራንስፖርትን ተሽከርከርትን ንወዲ ሰብ ብጣዕሚ ጠቐምቲ እዮም። ትራንስፖርትን ተሽከርከርትን ንወዲ ሰብ ብጣዕሚ ዓብይ ጥቕሚ ኣለዎም። ስለዚ ትራንስፖርትን ተሽከርከርትን ዓበይትን ንእሽተይን ክንፈልዮም ንኽእል ኢና ።ስለዚ ትራንስፖርትን ተሽከርከርትን ንናብራ ወዲ ሰብ ብጣዕሚ ጠቐምቲ እዮም። ስለዚ ካብ ጥቅምታት ትራንስፖርትን ተሽከርከርትን ትፈልዎም ኣለኩዶ?

ኣትክልትን ኣሕምልትን ንወደሰብ ብጣዕሚ ጠቀምቲ እዮም። ኣትክልትን ኣሕምልትን ንወድሰብ ዝለዓለ ረብሓ ኣለዎም። ኣትክልትን ኣሕምልትን ንዕለታዊ ንወድሰብ ዝተፈላለዩ ንምግብናን ዝተፈላለዩ ንመድሓኒታት ንጥቀመሎም ኢና። ኣትክልትን ኣሕምልትን ኣብ ወድሰብ ዝለዓለ እጃም ኣለዎም። ኣትክልትን ኣሕምልትን ንወድሰብ ዝላዓለ ጥቅማጥቅሚ ኣለዎም። ስለዚ ካብቶም ኣትክልትን ኣሕምልትን ፍረታት ኣትክልትን ኣሕምልትን ትፈለጥዎም ዶ?

ምግብታት ማለት ሓደ ካብቶም ንወድሰብ ዘድልዮ መሰረታዊ ነገራት ሓደ እዩ:: ስለዚ ምግብታት ዝተፈላለዩ ዓይነታ ት ዝተፈላለዩ መጠን ትሕዝቶን ምግብታት ማለት ናይ ደረቅን ናይ ስዕረትን ኢልካ ንፈልዮም ምግብታት ኣዝዮም ጠቀምቲ እዮም:: ስለዚ ብዛዕባ ምግብታት ጥቅምን ጉድኣትን ኣለኩም ዶ?

ትራንስፖርትን ተሽከርከርትን ኣብ ወዲ ሰባት ብጣዕሚ ጠቀምቲን እዩም። ትራንስፖርትን ተሽከርከርትን ኣብ ዕለታዊ መናባብሮኦም ብጣዕሚ ጥቅሚ ኣለዎም። ትራንስፖርትን ተሽከርከርትን ዓበየትን ንእሽተይን ክኸውን ከለዉ ትራንስፖርትን ተሽከርከርትን ኣብ ዕለታዊ መናባብሮ ብሓፈሻ ብጣዕሚ ጠቀምቲ እዮም ። ካብ ጥቅምታት ትራንስፖርትን ተሽከርከርትን ትፈልጥዎ ኣለኩም ዶ ?

ገዛ መንበሪ ገዛ መንበሪ ንወድሰብ ብጣዕሚ ጠቐምቲ እዮም:: ገዛ መንበሪ ማለት ንሓደ ወድሰብ ብጣዕሚ ጠቐምቲ እዮም:: ገዛ መንበሪ ንሓደ ወድሰብ ካብ ዝተፈላለዩ ነገራት ይሰትርዎ ::ገዛ መንበሪ ካብ ፀሓይ፣ ካብ ቁሪ ካብ ዝተፈላለዩ ነገራት ይሰትርዎ:: ገዛ መንበሪ ካብ ዝተፈላለዩ ነገራት ክስራሕ ይኽእል እዩ:: ገዛ መንበሪ ካብ ዕንጨይትን ካብ ሓፂንን ክስራሕ ይኽእል እዩ:: ስለዚ ገዛ መንበሪ ካብ ዝብሃሉ ትፈልጥዎም ዶ?

መፅሓፍትን ጋዜጣን መፅሓፍትን ጋዜጣን ንወድሰብ ብጣዕሚ ጠቐምቲ ኾይኖም መፅሓፍትን ጋዜጣን ሓደ ሰብ ኣብ ዘለዎ ፍልጠት ተወሳኺ ፍልጠት ንኽረክብ ይሕግዙና፡፡ መፅሓፍትን ጋዜጣን ኣብ ዓለምና ቡዙሓት እዮም፡፡ መፅሓፍትን ጋዜጣን ሓደስቲ ነገራት ንምፍላጥ ይሕግዙና፡፡ መፅሓፍትን ጋዜጣን ብሓፈሻ ንወድሰብ ብጣዕሚ ጠቐምቲ እዮም፡፡ ስለዚ ካብቶም ጠቐምትን ጎዳእትን መፅሓፍትን ጋዜጣን ትፈልጥዎም ኣለኩም ዶ?

ናይ ገዘን ናይ ቤሮን ኣቁሑታት ንብሎም ማለት ኣብ ገዛን ኣብ ዉሽጢ ቢሮን ንጥቀመሉ ኣቁሑታት እዩም፡፡ እዞም ገዛን ናይ ቢሮ ኣቁሑት ንዝተፈላለዩ ነገራት ንጥቀመሎም ናይ ገዛ ኣቁሑት ንብሎም ንኣብነት ካብ ዕንጨይቲና ካብ ዝተፈላለዩ ሓጪመጪዝተሰርሑ ናይ ገዛ ኣቁሑት ናይ ገዛን ንዝተፈላለዩ ጥቅሚታት ኣለዉ እዚ ንስኩም ከ ብዛዕባ ዚ ናይ ገዛ ኣቁሑት ትፈልጥዎም ነገራት ኣለኩም ዶ?

ፅሕፈት መሳርሒ ፅሕፈት መሳርሒ ማለት ዝለዓለ እጃም ኣለዎ ፅሕፈት መሳርሒ ማለት ንፅሕፈት ዝሕግዙናዓይነት መሳርሒ እዮም፡፡ ፅሕፈት መሳርሒ ማለት ካብ ዝተፈላለዩ ነገራት ክስራሕ ይክእል እዩ፡፡ ስለ እዚ ፅሕፈት መሳርሒ ማለት ወዲ ሰብ ዝተፈላለዩ ዓይነት መስታወሻ ንምሓዝን ዝሕግዙ ዓይነታት መሳርሒታት እዮም። ስለዚ ቅድሚ ሕዚ ፅሕፈት መሳርሒ ትፈልጥዎም ኣለኩምዶ?

ተፈጥሮ ማለት ኣብ ሓደ ከባቢ ወይ ኣብ ሓንቲ ሃገር ዝርከብ እዩ፡፡ ተፈጥሮ ማለት ካብ ሓንቲ ከባቢ ወይ ካብ ሓንቲ ሃገር ይፈላለ እዩ፡፡ ተፈጥሮ ማለት ዝተፈላለዩ ነገራት ማለት ተፈጥሮን ናይ ተፈጥሮን ናይ ተፈጥሮን ስለዚ ተፈጥሮ ኣብ ህይወት ወዲሰብ ጠቓሚ እዩ፡፡ ስለዚ ካብቶም ጥቅምታት ተፈጥሮ ዝበሃሉ ትፈልጥዎም ኣለኹም ዶ?

ቤት ምግብን መስተን ቤት ምግቢ ማለት ዝተፍላለየ ናይ ስዕረትና ናይ ፆም ምግብታት ንምገበሎ ቦታ እዩ ቤት መስተ ማለት ዝተፈላላየ ዓይነታት መስተ ኣብዝህሉ ቦታ ንኣብነት ደረቅ መስተና ልስሉስ መስተ እዳጉደር ቦታ እዩ። ስለዚ ቤት ምግቢ መስተ ንስውነትና ጎዳኣትን ጠቀምትን ጎዳኣትን እዮም ንስካትኩም ጉዳኣትን ተቀምትን ትፈልጥዎ ነገር ኣለኩም ዶ?

ዘታት መሰታት እንሁድ ሰት ጠቐምትን ጐዳ የ ካብቶም ጠቐምቱሩ ብሃል መስታት ሞጥንምስጣ እየም ካብቶ ጐዳ ት ብሃል መሳያት ረማ ብበዝኅ ኣልኮኑ መስዳት ምስተይ ማለት ዩ ለዘይ ዓለምና ብበዝሖምና ብኣልኮኑና ብዝተፍልሊዕሉታት ብዙሕቲ ኣነታት መሣሃት ኣለ ስለዙይ ካብቶም ከነታት መሰድ ቦሃልዩ ትፈልጥዎምተሎ?

ስጶርት ማለት ሓደ ካፍቶም ውድተጠማን ባሃል ሓደይ ስጶርት ማለት ብባኽተመልገንኒኹን ነኢለንያ ስጶርት ብዘመናውናብ ባሕላ መርከ ስጶርት ብዘመና መርከትልና ናብሕጊል ምሥርዓት ንብድን ብዝተብ ዋልኒንትወን ስጶርት በህላ መርከጥ ጽልተና ድማ ስጶርት ብዘይሕክን ብዘይኣግንቲ ኾንተሎ ስለዙኻፍቶም ስጶርት ዘመናውናብብሃላምዝ በሃል ስጶርት ትፈልጥዎም?

መሣርሕ ማለት ንወዲ ሰብ ኣብለታ ናውራ ዝሳልጡ ዓነታት መሳርሕ እዮም መሣርሕ ንወዲ ሰብ ዓብከብድን ቀልልን ሥራሕ ብም ክሠልጽሉ ይሕግዝና መሣርሒ ኣብ ቤትን ደቃኣትን ከበርትን ቀለዝና ን ፍለን ሕለና መሣርሒ ድብሃል ንወዲ ሰም ብጥዓም ዘቕለለ ብሥራሕ ናብ ጽለሊ መንገድ ክሠርሐነ ይበለስካፍ ዝለዘይ ኣብቱም ቀለትል ዓብ ቤይትን ደቃኽ ትፍልጥጎም ትክእሉ ዶ?

ኣርተፍከር ሕንፃ ሥርሓ ተከል ሕንፃ ሥራሕን ብዝተፈለሊ ሰባት ምዝስፍለ ይሶውማያተኒ ሥራሓ ተከን ሕንፃ ሥራሕን ሓንታይ ገር ሥውሕልይ ጥቕንታትለዉም ኣብተክሸር ሕንፃ ሥራሕን ብስተፈለሊ ሰባትን ሥፍርንሰዉማያትል ሥራሕ ኾኑ ዝተዂለ ጥምንታታልእዮም ስለዙይ ካፍቶም ካፍቶም ጠቕምታቱብሃል ኣብ ተክሐን ሥራሕን ሕንፃሥራሕን ብሃሉት ፈጥኡም ኣለኩም።

ኅርስም ሥድራት ፍርስም ማለት ሓደ ኻብኖ ጠቓላ በዝኂዝ ማልት ስለዙይ ሓደ ጋ ሓቲ ወሸድነር ብነብር ሕዙይ ሕርሱ ይባል ሥድራት ተለረማ ክሓንቲ ወላድሓንቲ ወላድ ክሓንቲ ኣቦን ዝፍጦሩወይ ድማ ኽሓደ ኃነት ዝፍጦሩ ሥድራዊ ምሃል ስለዙይ ኅርስም ሥድር ኣፈላልቱ ትፍልጥዎዶ?

ሕጋ ሕወርቲ ማለታ ሓንቲ ሃገር ሰላምን ሕጊሊጸታን ካብ ዝተፈላልት ሕጐ ወጥ ነገራት ንምክልኻል ብሕጋዊ ወሥርስ ዝተዘመእዝ ምሥረተየ ሕጋ ሕወርቲ ማለት ምስተፈላል ሕጐወጥኹን ነገራት ሕጋዊ ርሚጃ ዝወስድ ሕጊ ማለት እዩ ስለዙይ ኻብቶም ሕጋ ሕወርቲ ርብሃ ዝትፈልጦ እንተሎ?

እስጵር ማርከታኡ ኃማለት ኣብ ስጶር ማርከድ ነግኑ ማብሒ ስጶር ማርከታኡ ኃማለት ኣብ ስጶር ማርከዝ ዝዱጉም ኣሓኳኑም ስተፋለ ነገራት ይጠቑምናሥበርካልቱ መርከታኡ ሓማለት ኣብተፈለ ነገራት ይሥር ኣስር ማይት ምርቃ ዝላሕኳኑም እስተፋላለይ ነገራት ይጠዉኑ ኣስጵር ማርከታ ኡህኽ ኣብተፍለ ነገራት ይሥሩ ስለዘ ኻብቶም ዝጵር ማርከታ ኡሕዝበሃሉ ትፈልጡ እንተሉ?

ጥበብ ኒ ባህለን ማለትን ሓንት ሃገር ወይ ን ሓንቲ ካባ ምብለጢ ጥበብ ኑ ባህለን ሓንቲ ሕገር ወይ ሓንቲ ካብ ዝለዕለ እጀመ ኣለዎ ጸለዙይ ክሓንት ሃገር ለ ሓንታ ሃገረ ወን ሓንሓሪ ካ ኣብል ሓንሓካዊይ ጥበብኑ ኳን ይፈለለዩ ስለዙይ ጥበብ ንባህል ትእንተለ ናብ ሓንቲ ሃገር ነ ወይ ሓንቲ ካበት ዝለዕለ እጀም ኣለዉ ስለዙይ ካብቶም ጥበብንባህለሱ ብሃሉት ፈወልጦምት?